እዚ ኣብ ውሽጢ ትግራይ ካብ ዝርከቡ ባህሊ ኣከዳድና ሓደ እዩ። ካብቶም ኣብኡ ዘለዉ መጋየፅታት ሓደ ግለፁ?

በለስ ካብቶም ንምግብነት ንጥቀመሎም ዓይነት ተኽሊ እዩ፡፡ ወይ ከዓ ፍራምረ እዩ፡፡ ብበዝሒ ኣበይ ቦታ ይርከብ?